ኣብዚ ምስሊ ንሪኦ ዘለና ቡና ትኸውን ጨና ኣዳም እውን ብርሃን ተወሲኽዎ ንርኢ ኣለና።

እዚ ኣብዚ ምስሊ እንሪኦ ዘለና መፀበቂ ነብሲ እትከውን ንፀጉሪ ቅብኣት፣ ሎሽን ናይ ገፅ ቅብኣት ኩሉ ዘማልአ እዩ፡፡

እዚ ፎቶ እዚ ትርእይዎ ዘለኹም ሓንቲ ጓል ኣንስተይቲ ትግራይ ጡጥ ኣብ ምፍታል ትርከብ።

ኣብዚ ምስሊ ህዝቢ ከተማ ኣኽሱም በዓል ጥምቀት እንተኽብሩ ይርአየና ኣሎ።

ኣብዚ ምስሊ እንሪኦ ዘለና ብዛዕጎል ዝተሸፈነ ላጋ እንትከውን ንፀባ መሕቆንነት ዘግልግል እዩ፡፡